እዚ ኣብ ምስሊ እንሪኦ ዘለና ትሕዝትኡ ብዛዕባ ናይ ሰላም ትሕዝቶ ከም ዘለዎ ዝሕብር እዩ። እዚ ኣፍቲ ዉሽጢ ምስሊ ዘላ ዒፍ ሰላም እላገለፀት ከምዝኾነ ሓቢሩልና እዩ። እዚ ካርታ ናይ ምንታይ ሃገር ካርታ ዝገልፅ እዩ? ወይ ኸዓ ናይ ምንታይ ሃገር ካርታ እዩ?

ፋብሪካ ሳሙና ፋኑስ ካፍተን ኣብ ትግራይ ዘለዋ ትካላት ሓንቲ እያ፡፡ ሳምና ኸዓ ተመርት፣ ሳምና ድማ ምፅረይ ትጥቀመሎም መሳርሒታት ሓደ እዩ፡፡

እዞም እንሪኦም ዘለና አቦታት አብ ቤተ ከርስትያን ኮይኖም ዝኾነ ናይ ክብረ በዓል ከም ዘኽብሩ ዘለው ይሕብርና። እቲ ለቢሶሞ እኔዉ እንታይ ይብሃል፡፡ እቲ አብ ኢዶም አብሪሄምዎ ዘለው ነገር ከ እንታይ ይበሃል?

ስዋ ካብቶም ዓይነታት መስተ ሓደ እዩ፡፡ እዚ ባህላዊ ትሕዝቶ ዘለዎ መስተዪ ስዋ እንታይ እናተባህለ ይፅዋዕ?

እዚ ኣብ ምስሊ እንሪኦ ዘለና ኣቅሓ ወይ ከዓ ንብረት ንገዛ መሳርሒ ዝተፈላለዩ ስራሕቲ እንጥቀመሉ መሳርሒ እዩ፡፡ እንታይ እናበልና ንፅውዖ?

መግለፂ ሃይማኖት እስልምና እዚ ዓይነት ኣከዳድና ብሃይማኖት እስልምና እንታይ እናተበሃለ ይፅዋዕ?

ኩዕሶ ካብቶም ንኣካል ጥንካረ እንጥቀመሎም ሓደ መሳርሒ እዩ፡፡ ኩዕሶ ተጠቒምና እንፃወተሉ ፀዋታ እንተነኣሰ 5+ ይግለፁ?

ሳሙና ካፍቶም ንፅሬት እንጥቀመሎም ሓደ እዩ። ሳሙና ንምስራሕ እንጥቀመሉ መሳርሒ ሓደ ግለፁ?

ብዙሓት ዓይነት እንስሳ ዝሽየጣሉ ቦታ ወይ ናይ ዕዳጋ ማእከል እንታይ ይበሃል ?

እዚ ኣብ ምስሊ እንሪኦ ዘለና ናይ ጥዕና ባዓል ሞያ ንተገልጋሊት ኣገልግሎት እናሃባ እዩ ዝርከብ፡፡ ናይ ምንታይ ዓይነት ጥዕና ባዓል ሞያ ይመስለኩም? ክፍሉ ግለፅዎ?

እዚ ኣብ ምስሊ እንሪኦ ዘለና ዓይነት ተክሊ መብዛሕትኡ ንምግብነት እንጥቀመሉ ተክሊ እዩ፡፡ እንታይ ዓይነት ተክሊ እዩ ከ? እንታይ ዓይነት ንጥረ ነገር ዝሓዘ እዩ? ግለፁ?

ጥንታውን ታሪኻውን ትሕዝቶ ዘለዎ እዙይ በቕሊ ወይ ኸዓ ፈረስ ተሸሊማ እንረየሉ ንመርዓት ወይ ድማ ንሰብ ሥልጣናት ካብ ንመዓርግ ዝወሃቦ ዓይነት ሽለማታት በቕሊ እዩ::

እዋን ከረምቲ ኮይኑ እኽሊ ተዘሪኡ ንምግብነት ዝውዕል ፍርያት አብዚ በፂሑ እዩ። ኣብዚ ብርኪ ዕቤት እዚ ዝበፀሐ እኽሊ ወይ ካዓ ንጥረ ነገር እንታይ ኢልና ንፅውዖ?

ሃይማኖታዊ ትሕዝቶ ዘለዎ ፍልይ ዝበለ ኣሰራርሓ እዩ። እዚ ዓይነት ኣሰራርሓ ወይ ከዓ እዚ ዓይነት እዚ እንታይ ይበሃል?

ኣብ ኦርቶዶክስ ተዋህዶ እምነት ወይ ኣብ ክርስትያናዊ እምነት ሓደ ህንፃ እንትስራሕ ሰለስተ ንደገ ኣፍ ዘለዎ ህንፃ ይስራሕ ንምንታይ?

ክዳን ንቡዙሓት መግለፂታት ካብ እንጥቀመሉ መሳርሒ ሓደ እዩ፡፡ እዚ ዓይነት ክዳን ንምንታይ መግለፂ ከም እንጥቀመሉ እዩ ? ይግለፁ ?

ኣብ ትግራይ ብዙሓት ባህላዊ ክዳውንቲ ኣለዉ። እዘን ቂ ኣንስትዮ ተኸዲነንኦ ዘለዋ ባህላዊ ክዳና እነታይ ይባሃል?

ፈረስ ካፍቶም ንመጕዓ ኣዝያን ስጶርታዊ ጽወታ ካም ንጽቆመትሎም እንስሳ ሓንቲ እያ መንፈስ እቲ ድስ ወይ ከዓል ዓይኒ መራኽ ዚጽኾነ ኅብሪ ዝወነነትውን እያ።

ሃይማኖታዊ ትሕዝቶ ዘለዎ ዓይነት ኣሰራርሓ እዩ። ካብ ትግራይ ኣብ ምንታይ ከተማ ብቡዝሕ ዝፍለጥ እዩ?

ብዙሓት ዓይነታት ናይ ገዛ አቕሖ ኣሎዉ እዙይ ድማ ካብቲ ብብዓይነቱ ፍልይ ዝበለን ካብ ዕንፀይቲ ዝተሠርሐ ናይ ተለብዥን መትሕዚ ወይኸዓ መቛመጢ ሓደ እዩ።

ኒማሕብረሰባዊ ዕብየ ተባሂለነ ካብ ዝተተከላ ትካሊሓነት ዓዲግራትብይነስፒሮም ቤት መፃሓፍትእያ። ኣበይ ከባቢእትርከበ ቤት መፃሓፍትእያይግለፁ?

እዛ ኣብ ምስሊ እንሪኣ ዘለና ጎርዞ ለቢሳን ማዕሪጋን ከም ዘላ ይሕብረና፡፡ ኣብ ኢዳ ሒዛቶ ዘላ ኣቅሓ ወይ ከዓ ነገር እንታይ ይባሃል?

ሓገዝቲ መፅሓፍ ካብቶም ከይዲ ምምሃር ምስትምሃር ዘቃልሉ ሓደ እዩ። ሓገዝቲ መፅሓፋት እንረክበሎም ቦታታት ክልተ ኣገደስቲ ጥቀሱ ?

እዚ ኣብ ምስሊ ንርኦ ዘለና ናይ ዝርኣቲ ቦታ ኮይኑ እዚ አብ እቲ ምስሊ ዘሎ ዓይነት ዝርኣቲ እንታይት እደተበሃለ ይፅዋዕ?

ካብ ላዕለዎት ሰብ ሥልጣን ኣብ መራርሓ ት ግራይ ሓደ ጀነራል ታደሰ ወረደ ወይ ኸዓ ብቕፀስሙ ወዲ ወረደ እዩ ኣብ መድረ ኸዓ ብዙኃት ኣይነታት ዘተ ወይ ኸዓ ምርኢታት የካይዱ ኽኦም ሓደ እዙይ እዩ።

ካብተን ንከይዲ ምምህር ምስትምሃር ዝሕግዛ እየን ተባሂለን ዝተሓተመት መፅሓፍ ሓንቲ መሰረታዊ ዝኮነት መፅሓፍ እያ፡፡ መዓዝ ተሓቲማ?

ንመብራህቲ ኃይሊ ንምዘርጋሕ እንጥቀመሉ ሓደ ናውቲ እዩ እንታይ አናተብሃለ ይፍለጥ::

ኩዕሶ ስኪዒት ካብ ዓይነታት ስፖርት ሓደ እዩ፡፡ ንኩዕሶ ስኪዒት ንምፅዋት ኣገደስቲ ሰለስተ ነገራት ዘይተርፉ ግለፁ?

ትካል እንትኽፈት መፋለጢ እውን ይስራሐሉ እዩ እዙይ መፋለጢ ዝሠረርሐሉ ቦታ እንተይ ይብሃል?

ኣብ ኢቲዬጴያ ብዙኃት ዓይንታት ባህልን ልምድታትን ጽዋታታትን ኣለዉ ካብኦም ሓደ ንክልል ሶማልያ ካብ ዝጠቕሱ ወይ ድማ ካብ ዝገልጹ ዓይነት ጸዋታ ሓደ እዩ።

ሓደ ካብቶም ውሩያት ድምፃውያን ትግራይ እዩ። ሙሉጌታ ካሕሳይ ካብ ዝደረፎም ደርፊታት እንተነኣሰ ሰለስተ ይጥቀሱ?

እዳጋ መኣኸላት ብዙኅ ዓይነት ዝሽየጥ ንብረት ወይ ከዓ ኣቕሓ ዝሓዚ እዮም እዙ ድማ ካፍቶም ንሕጽውንቲ መዛናግዒ ወይ ድማ መጻወቲ ካብ ዝሽየጠ ሎም ቦታ ሓደ እዩ።

መስቀል ከም ንሃይማኖት ክርስትና ካብ ዝገልፁ ሓደ እዩ፡፡ ካብ ምንታይ ዝተሰርሓ መስቀል ከም ዝኾነ ይግለፁ?

እዚ ኣብ ምስሊ እንሪኦ ዘለና ዓይነት ተኽሊ ኾይኑ ፍረ ዘለዎ ዓይነት ተኽሊ እውን እዩ፡፡ እዚ ተኽሊ እንታይ ዓይነት ፍረ ዘለዎ እዩ?

ኣኽሱም ኣብ ዉሽጣ ዕሙቅ ዝበለ ታሪክ ዝሓዘት ዓዲ እያ። ሓውልቲ ኣክሱም ንምስራሕ ዝመፀ እምኒ እምባ ሽሙ መይ ይበሃል?

ካብ ዓይነታት መስተ መብዛሕቲኡ ኣብ ውራያት እንጥቀመሉ ዓይነት መስተ እዩ። ስሙ መን ይበሃል?

እንብዙኃት ቤት ጽሕፈት ትካላት ወይ ኸዓ ቤት ጽሕፈታት ኣርማ ይብሃወን እዩ እዙይ ኻብዎም ንቤት ፍርዲ ኢቲኦጴያ ካብ ዝተብሃወ ኣርማ ሓደ እዩ።

እዚ ኣብ ምስሊ እንሪኦ ዘለና ካብ ዓይነት መዓድናት ሓደ ከምዝኾነ ይሕብረና፡፡ እንታይ ዓይነት መዓድን እዩ ኸ? ንምንታይ ዓይነት ስራሕቲ ኸ ንጥቀመሉ?

አብ አዳራሽ ውሽጢ እንግዶት ተገይሩ ሰባት ተአኪቦም ምዕርጓት ደቂ ተባዕትዮ ክዳን ዘፋልጥሉ ዓይነት ስርሒት እንታይ ይበሃል?

እዚ ህንፃ እምነታዊ ትሕዝቶ ዘለዎ ህንፃ እዩ። ናይ መን እምነት ዝውክል ዓይነት ህንፃ ይግለፁ?

ካብ ዓብዪ ኣዳራሽ ፍሉይ ዝግጅት ዝዘጋጆ ከምዘሎ የርእየና፡፡ እንታይ ዓይነት ዝግጅት ከም ዝኾነ ይግለፁ፡፡

ስፍ ካፍቶም ንገዛ መማዕረጊ እንጥቀሙሎም ብተወሳኽ ድማ ምግቢ እውን ንመቐረቢ እንጥቀምሉ ዓይነት ሓደ ይሩ ንምግቢ እንጥቀሙሉ ስፍ ፍልዩ መጸዊዑሩ እንታይ ይብሃል?

ሃይማኖታዊ ትሕዝቶ ዘለዎ ስርሒት እዚ ዓይነት ትሕዝቶ ንመን ዓይነት እምነት ይውክል?

እዚ እንሪኦ ዘለና ምስሊ ሽክና ኣብ ውሽጡ ከዓ መስተ ዝሓዘ እዩ፡፡ እቲ ዝርአየና ዘሎ መስተ እንታይ ዓይነት መስተ እዩ?

እዚ እንሪኦ ዘለና ተኽሊ ኣብ ጥቓ ገዛ ከምዝተተኽለ የርኤና ኣሎ፡፡ ንምንታይ ጥቕሚ ኣብቲ ጥቓ ገዛ ከምዝተኸልዎ እንተነኣሰ ክልተ ጠቐምቲ ጥቕምታት ይግለፁ፡፡

እዚ ኣብ ምስሊ እንሪኦ ዘለና መብዛሕቲኡ ኣብ ገጠር ኸባቢታት ዝስራሕ ዓይነት ገዛ እዩ ።እንታይ ዓይነት ገዛ ወይ ኻዓ ፍሉይ መፀዊዕኡ እንታይ ይባሃል።

ካብ ዓይነታት ዕዕዋፍ እታ ብሕብራ ፍልይ ዝበለት ወይ ድማ ሙሉእ ፃዕዳ ሕብሪ ዘለዋ ዒፍ እያ፡፡ ፍሉይ መፀውዒዓ መን ይበሃል?

ሰላም መኽበርቲ ኣብ ሓንቲ ሃገር ዕዙዝ ግደ ኣለዎም፡፡ እዚ ዓይነት ማዕርግ ናይ ሰላም መኽበርቲ እንታይ እናተባህለ ይፅዋዕ?

ቡዛሓት ዓይነታት ተኽሊ ኣለዉ። አዚ ዓይነት ተኽሊ እንታይ ይባሃል?

ምድላው ተገይሩ ሰብ ተኣክቡ ናይዚ ገዛ ክፍሊ መፀዉዒዑ እንታይ ይባሃል?

ዕምበባ ካብቶም ናዓይንኻ ሰሓብትን ማረክትን ዝበሃሉ እፅዋት ወይ ከዓ ተኽሊ ሓደ እዩ። ንምግብነት ካብ ዝጥቀምሉ ዓይነት እንስሳ ይግለፁ?

ምህርቲ ካብቶም ንምግብነት እንጥቆሙሎም ናይ እሽጓት ምግርታት ሓደ እዩ ካብ ኮሚደረ ኸኣ ይ ሠራሕ እንጥቆምኣሎ ድሞ ንጸብሐ መስርሕ

እዚኤን ኣብ ምስሊ ንሪኤን ዘለና ደርሁ ከም ዝኾና ይሕብረልና፡፡ እተን ደርሁ ግና ኣናእሽቲ ኣብ ዝበሃል ብርኪ ዕብየት ዘለዋ ኾይነን እንታይ እናበልና ንፅወዐን?

ብዙኃት ዓይነት ዘረኣቲ ኣብ ኽረንቲ ዘርዑ እዮም ጊዜኦም ስ በጽሕ ኸዓ ይእጾዱ እዙይ ኸዓ ኻብቶም ዓይነታት ዘረአቲ ወይፍዓፍራ እምራ ሓደ ኾይኑ ሥገምላተብሃለ ይጽዋዕ ካኡ ድማ ንምግብነት ካብ ንጥቀሞሉ ዘረአቲ ሓደ እዩ::

መስኖ ካብቶም ንምግብን ብዙሓት መሰረታዊ ጥቕምታት እንረኽበሉ ሓደ እዩ፡፡ እዚ ጉድጓድ ኩዕት ኣቢልና እንጠቀመሉ ዓይነት ማይ መሕለፊ ኣሰራርሓ እንታይ ይበሃል?

እዚ አብ ምስሊ እንሪኦ ዘለና ናይ ክርስታንያዊ መግለፂ አብ ክሳድካ ዝእሰር ወይ ከዓ ዝግበር እዩ፡፡ እቲ እነሪኦ ዘለና መስቀል ካብ እንታይ ዓይነት ተኽሊ ወይ ከዓ ኣግራብ ኦም ዝተሰርሐ እዩ?

ብዙሓት ዓይነታት እንስሳ ኣለዉ፡፡ ፈረስ ድማ ካፍቶም ንውራይ መፀበቒ ፣ ንመጓዓዓዚ ካብ እንጥቅመሎም ዓይነታት እንስሳ ሓደ እዩ፡፡

ባህላዊ ፅወታት ትግራይ ቡዙሓት እዮም። እግርኻ ሓፍ እንዳበልካ ዝፅወቱ ዓይነት ፀወታ ይጥቀሱ?

ስሚንቶ ንዝተፈላለዩ ናይ ገዛ ስርሒታት እንጥቐመሉ ዓይነት መሳርሒ እዩ። ኣብ ትግራይ ዝምረተሉ ፍሉይ ቦታ ይጥቀሱ?

ሃይማኖታዊ ትሕዝቶ ዘለዎ ምስሊ። እዚ ምስሊ ናይ መን ምስሊ እዩ?

በልካ ጽቡቕን ውቅብን ብዝኾነ መንገዲ ዝተማላኸዐ ሰብ ብዚኃሰቦ መንገዲ ዝጥየቖሉ ፍቕረዊ ሕቶ ዓይነት ዝግጅት እዩ።

ሰላምታዊ ፀጋ ረኪባ ፅብቅቲ ንዓይኒን ማራኪትን ኮይና እትርአ ዘላ ከተማ እያ፡፡ እቲ አብፍቲ ጥቃ ጎቦ ዘሎ ሰማያዊ ዝዓይነቱ ወይ ድማ ማይ ዝመስል ሕብሪ ዘለዎ እንታይ ይበሃል?

ካብ ኣብ ኢቲጴያ ዘርከዉ ብሔርን ብሔረ ሰባትን ወይ ክልል ሓደ ዓፋር እዩ ብዙኅ ኣይነታት ባህልን ልምድን ከዓ ኣለዎ ካኦም ሓደ ናይ ደቂ ተው ዓቴዎ ኣሠራርሐ ጸጕሪ እዩ።

ውራይ ተገይሩ፤ ሓዳር ተመስሪቱ፣ ሽዑ ቆልዓ ተወሊዱ፣ ወይ ውሉድ ተወሊዱ። ኣብዚ ብርኪ ዕብየት ዘሎ ስድራ እንታይ እንዳበልና ንፅውዖ?

ናይ ገዛ ናውቲ ካብቶም ናይ ህይወትና መቃላጠፍቲ ናውቲ እንብሎም ሓደ እዩ፡፡ እዞም ዓይነታት ናይ ገዛ ናውቲ ዝሽየጠሎም ፍሉይ መፀውዒ ቦታ ይግለፁ?

እዚ ኣብ ምስሊ እንርእዮ ዘለና ብጣዕሚ ውቅብን ንዓይኒኻ ሳሐቢ ዝኮነ ምስሊ እዩ። እዚ ምስሊ እዚ ኣብ ምንታይ ከባቢ ዝርከብ ምስሊ እዩ?

ካብ ዓይነታት ኣትኽልቲ ሓደ ካሮት እዩ፡፡ ካሮት ካብ ዝጠቕመና ኽልተ ኣገደስቲ ነገራት ይግለፁ፡፡

እዚ ኣብ ምስሊ እንሪኦ ዘለና ንፀጉሪና ዝኸውን ቅብኣት እናበልና ንፅዎዖ ከምዝኾነ ይሕብረልና። ካብ ምንታይ ዓይነት ተኽሊ ዝተሰርሐ እዩ?

ስፈ ካብቶም ንገዛ መፀበቂ እንጥቀመሎም ናውቲ ሓደ እዩ። ስፈ ንምስራሕ እንጥቀመሎም ኣቅሓ ሰለስተ ይግለፁ?

ደቂ ኣንስትዮ ኣብ ኣሸንዳ ማዓሪገን፣ ፀቢቐን ይራኣያ። እዚ ዝረአ ዘሎ መማላኽዒ ናይ ደቂ ኣንስትዮ እንታይ ይባሃል?

ናውቲ ገዛ ብዙሓት እዮም ።ካብቶም ንቡና መቅለዊ እንጥቀመሉ ናይ ናውቲ ገዛ ዓይነት እንታይ ይባሃል ?

ካብ ዓይነታት ሓመድ ንቡዙሓት ህንፃታት ንምስራሕ እንጥቀመሉ ሓመድ እዩ፡፡ እንታይ ዓይነት ሓመድ እዩ?

ካብቶሞ ናይ ፅሕፈት መሳርሒ ዝባሃሉ ናውቲ ሓደ እዩ። ፍሉዩ መፀዊዒኡ እንታይ ይባሃል?

ብተፈጥሮ ብዙሓት ዓይነታት እንረኽቦም ነገራት ኣለዉና፡፡ ማይ ድማ ካፍቶም ብተፈጥሮ ካብ ከርሲ መሬት እንረኽቦ ተፈጥራዊ ነገር ሓደ እዩ፡፡

ኣሠራርኃ ሕንፃ ካብ ጊዜ ናብ ጊዜ እላተፈላለየ መፂኡ እዩ እዙይ ኣይነት ኣሠራርኃ ሕንፃ ድማ ካብቶም ዘመናዊ ዝበሃል ኣሠራርኃ ሕንጻ ሓደ እዩ።

ብዙኃት ዓይነታት ትኩስ መስተ ካብ ንእሙርናን መነቓቕሒ ወይ ድማ መፍታሕተቲ ኢና እንጠቕሶም ኣለዉ ካብኡኦም ሓደ ቡና እዩ::

መንደራት ብዘተፋላለዮ ዓይነት ሠራሕቲ ደሚኦም ንርእዮሚና ካኦም ሓደ ናይ ሥራሕ ማኣኸድ ብዙኅ ዓይነት ዘርፍታት ወይ ንግዲ ዘርፊ ዘለዎ መንደር እዩ።

እዚ እንሪኦ ዘለና ቦታ ታሪካዊን ሳሓብን ደስ ዝብል ንመንፈስካ ዘህድስ ትሕዝቶ ዝሓዘ ቦታን ሳሓቢ ዝኽዕነ ቦታ እዩ። አብ ምንታይ ከባቢ ይመስለኩም ግለፅዎ?

እዚ ኣብ ምስሊ ንርኦ ዘለና ሃይማኖታዊ ትሕዝቶ ዘለዎ ምስሊ እዩ። ናይ ምንታይ ዓይነት እምነት ወይ ከዓ ሃይማኖት ይመስለኩም ?እቲ ዝርኣ ዘሎ ምስሊ ከ እንታይ ዓይነት መልክቲ ዝሓዘ እዩ ግለፅዎ?

እዚ ኣብ ምስሊ እንሪኦ ዘለና ንደቂ ኣነስትዮ መፀበቒ ወይ ኸዓ መመላኽዒ ዝጠቀማሉ ኾይኑ ንምንታይ ቦታ ወይ ኸዓ ኣብ ምንታይ ክፍሊ ሰውነት ከም ዝጥቀማሉ ይግለፁ?

ሠራሕተኛታት መብራህti HAይሊ ኣብ ጸጋሚ ዂነታት ኾይኖም ሠራሕቶም ይሠርሑ። እዝ ድማ ገምድ እናዘርክሑ ዘርኢ ምስሊ እዩ.

እዚ ኣብ ምስሊ እንሪኦ ዘለና መብዛሕቲኡ ኣብ ወቕቲ ኽረምቲ ዝበቁል ዓይነት ተኽሊ ወይ ከዓ ፍረምረ ኾይኑ ንምንታይ ዓይነት እንጥቀመሉ ንምግብነት ዓይነት ፍረምረ እዩ ?

ፖሊስ ትግራይ ካፍተን ኣብ ትግራይ ዘለዋ ትካላት ንሰላም ንድሕንነት ጠጠው ዝበላ ትካላት እየን። ዋና ቢሮኣን ኣበይ ይርከብ?

እዚ ኣብ ምስሊ ዘሎ ናይዩኒቨርሲቲ ኣክሱም ሓባሪ ወይ ከዓ ገላፂ ኸምዝኾነ የርየና፡፡ ኣብ መንጎ እቲ የማንን ጸጋምን ማእኸል ወይ ኸዓ መንጎ ዘሎ ምስሊ ልምንታይ ንምሕባር ከም ዝሠርሕዎ ይግለፁ?

እዚ አብ ምስሊ እንሪኦ ዘለና ኮፍ መበሊ ወይ ኸዓ መቀመጢ አንትንኸ እንትኸውን እዚ ንሪኦ ዘለና ኮፍ መበሊ ወይ ወይ ኸዓ መቀመጢ እንተነአሰ አብ ሓሙሽተ አገደስቲ ቦታታት እንጥቀመሉ ግለፁ።

ካብ ዓይነታት እፅዋት ሓደ እዩ ንምግብነት እንስሳ ዝውዕል ዓይነት እፅዋት እዩ። ስሙ መን ይብሃል? ወይ እንታይ እናተበሃለ ይፅዋዕ?

ካብ ዓይነታት እንስሳ ንመጓዓዓዝያ እንጠቀመላ ዓይነት እንስሳ ወይ ከዓ በቕሊ ፈረስ ላበልናን ጽዖ ብሓፍሻ ዝዓይነት መገዓ ዓዚያ ጋሪ እደተበሃለት ንፅዋዓ።

እዚ ኣብ ምስሊ እንርኦ ለና ተኽሊ ብኣብዛሓ ንምግብነት እንጥቀመሉ ዓይነት ተኽሊ እዩ። እንታይ ዓይነት ተኽሊ እዩ ኸ መፀውዕዒ ስሙ? ንመብዛሓትኡ ንምንታይ ዓይነት ምግብነት ኸ ንጥቀመሉ?

እዚ ኣብ ምስሊ እንሪኦ ዘለና መዘናግዒ ወይ ኸዓ መንፈስኻ መሃደሲ ቦታ ተባሂሉ ዝተሰርሐ ኾይኑ ኣበይ ከተማ ይርከብ? ስሙ ኸ እንታይ ይበሃል?

እዚ ኣብ ምስሊ እንሪኦ ዘለና ተኽሊ ብተፈጥሮ ባዕሉ ማንም ናይ ሰብ ሓይሊ ዘይተፈለዮ ባዕሉዝበቁል ዓይነት ተኽሊ ኮይኑ እንታይ እናተባሃለ ይፅዋዕ?

ካብ ትግራይ ብዙኃት ሙዚቀኛታት ፈርዮም እዮም ካብአቶም ሓደ ድብጻዊ ዳዊት ነጋ ካብቲ ብዘመናዊ ደርፍታት ዝፍለጥ ደራፊ ወይኸዓ ሙዚቀኛ ሓደ እዩ፡፡

ብዙሓት ንምግብነት፣ ንመድሓኒት ዝንጥቀመሎም እፅዋታት ወይ ኸዓ ኣትኽልቲ ዝፈርየሉ ቦታ እዩ፡፡ እንታይ እናተባህለ ይፅዋዕ ወይ ፍሉይ መፀውዒኡ ናይዚ መፍረዪ ቦታ እንታይ ይበሃል?

ካብቶም ንደቂ ሰባት እንጥቀመሎም ኣብ ናይ ሥራሕ ዙረኦም ንሸኽሞም ምቅላል ካብ እንጥቀሙ ኣሎም እንስሳት ብዙኃት ተጠቀሲ ኣለዉ ካኦም ድማ ብቐዳምነት ዝጥቀሱ ኣድጊ በቕሊ ፈረስ እዮም::

እዙይ ኣብ ምስሊ እንርዮ ዘለና ናይ ክርስቲያናዊ ሃይማኖት መግለጺ ኾይኑ መስቀል እላተብሃለ ይጽዋዕ። መብዛሕትኡ ኣቦታትና ንምንታይ ይጥቀሙሉ ወይ ኸዓ ኣብ ናይ ኣገልግሎት ቤተ ክርስቲያን ንምንታይ ዝጥቀሞሉ ኣይነት እዩ?

ተኽሊ ካብቶም ንፅባቐ ከተማታትን ንህይወትና እውን ኣገዳሲ ከምዝኾነ ዝፍለጥ እዩ፡፡ ሰለስተ ናይ ተኽሊ ጥቕምታት ይግለፁ?

ኣብ ትግራይ ብዝተፈጠረ ኩነታት ብዙሓት ህዝቢ ካብ መረበቶም ተመዛቢሎም እዮም። ካብ ዝመዛበሉ ህዝቢ ምዕራብ ትግራይ ክንደይ ዓመት ጌሪም ?

እዘን ኣብ ምስሊ እንሪአን ዘለና ደቂ ኣንስትዮ እንዳ መፀበቂ ኣጓላት ናይ ፀጉሪ ከም ዝኮነ ይሕብረና። እቲ ዓይነት እትሰርሓ ዘላ ኣሰራርሓ እንታይ ይበሃል?

ትምህርቲ ኻብቶም ንሕይወት ኣገዳስቲ ነገራት ሓደ እዩ ትምህርቲ ብምምሃርኻ እትረኽበ ጥቅሚ ሓሙሽተ የግለፁ።

ኣብ ጥቃ እምባ ኣብ እግሪ እምባ መንበሪ ገዛታት ገጠራዊ ናብራ እዩ። እዚ ሰጣሕ ሜዳ እንታይ ይበሃል?

እዚ ኣብ ምስሊ እንሪኦ ዘለና ካብ ናይ ዕንፀይቲ ዉፅኢታት ዝተሰርሐ ኾይኑ ኣብ ናይ ገዛ መመላኽዒ ካልኦትን እንጥቀመሉ እዩ። እቶም ዝርኣዩ ዘለዉ ምስልታት እንታይ እንታይ ኢልና ንፅዉዖም? እቶም ዝተሰርሑ ምስልታት...

ምቁር ጣዕሚ ዘለዎ ፉሉይ ጣዕሚ ዘለዎ ዕሹግ ምግቢ እዩ፡፡ መሸጢ ቦትኡ ፉሉይ መፀዊዒኡ እንታይ ይባሃል?

እዚ ኣብ ምስሊ እንርእዮ ዘለና ዓልቋይ እንዳተበሃለ ዝፅዋዕ ዓይነት ጥራምረ እዩ። እዚ ጥራምረ ዝኾነ ኺደት ተኸይዱ ተሰሪሑ ኣብዚ ዝበፅሐ እንትኸውን ኣብ ምንታይ ዓይነት ቦታ ይርከብ ? ወይኸዓ ብፍላይ ኣብ ምንታይ ዓይነት ንምግብነት እንጥቀመሉ እዩ?

ካብ እንስሳ ዘቤት ሓደ ኣድጊ እዩ። ኣፍቲ ንምጽዓን እንጥቀመሉ ጉዝጋዝ እንታይ ንጽዉዖ?

ማስቲካ ንመዘናግዒ እንጥቀመሉ ዝሕከይ ዓይነት እዩ፡፡ ካልኦት ዝጠቅመና አብ ነብስና ይጥቀሱ?

እዚ ኣብ ሰሜን ኢትዮጵያ ኣብ ትግራይ ዝርከብ ኣኽራናት ኣኻውሕ ዝበዝሖ ገደል እንትከውን፣ እቲ ከባቢ ብድራማዊ ቀይሕ ሑጻዊ ገደልን ከም ኣቡና የማታ ጉህን ማርያም ኮርኮርን ዝኣመሰሉ ጥንታውያን ብከውሒ ዝተቖርጹ ኣብያተ ክርስቲያናት ዝፍለጥ እዩ።

ሰባት ተኣኪቦም ጎይላ ተጀሚሩ ከብሮ እናተወቅዐ እዚ ዓይነት ኣሰዓስዓ ታይ እናበልና ንፅውዖ?

ኣዴታት ካብ ንፅባቐአን ዝጥቀማሉ ሓደ ውቃጦ እዩ፡፡ ንውቃጦ ንምስራሕ ካብ ዝጥቀማሉ መሳርሕታት ክልተ ይግለፁ፡፡

ኣብ ትግራይ ብዙሓት ዓይነታት ባህላዊ ፀዋታታት ኣለዉ፡፡ ኲዳ ካፍቶም ባህላዊ ፀዋታታት ሓደ ኾይኑ እክብ ኢልኻ እላኾደድኻ እላዘርካ ዝስዕስዕ ወይ ኸዓ ዝፅወት ዓይነት ፀዋታ እዩ፡፡

መጽሓፋት ብስተፈላ ለይ መልካዓት ይሕቶም እዮም ኃይመነታው ትሒስቶ ዘለዎ ናይ ሕይወት ትምህርቲ ዘለዎ የተስፋ ሕይወት ድማ ኻብተን ንሕይወት ትምህርቲ ተብሂለን ዝተደረሳ መጽሓፍ ሓንቲ እያ።

እዚ ዝርአየና ዘሎ በሪ ወይ ድማ ደገኣፌት ፋብሪካ ዓለባ ኣልመዳ ይብል፡፡ ኣበይ ዓዲ ዝርከብ ወይ ኸዓ ኣበይ ከተማ ዝርከብ ፋብሪካ እዩ?

ኣብ ትግራይ ቡዙሓት ባህላዊ ፀወታት ኣለው። እዙይ ዓይነት ባህላዊ ፀወታ በበይ ከባቢ ይፍለጥ ?

እዚ ኣብ ምስሊ እንርእዮ ዘለና ጥዑም ማኣዛ ወይኸዓ ጥዑም ጨና እዩ። መብዛሕቲኡ ኣበይ ኸባቢ ይሽየጥ እቲ ዝሽየጠሉ ቦታ ኸ እንታይ እንዳተባሃለ ይፅዋዕ?

እዋን ክረምቲ ኮይኑ ዝርኣቲ ተዘሪኡ ኣብዚ ደረጃ እዚ በፂሑ ኣሎ፡፡ እዚ ዓይነት ዘርኢ ወይ ድማ እዚ ዓይነት ዝራእቲ እንታይ ይበሃል?

ኣብ ኣክሱም ካብ ዝርከባ መዘናግዕታት ወይ ኣእምሮካ መሐደሲታት ሓንቲ እያ። ኣበይ ከባቢ ትርከብ? ወይ ፍሉይ መፀውዒዓ መን ትብሃል?

ተሽከርከርቲ ንብዙሓት ዓይነታት ስራሕቲ ንጥቀመለን ኢና። እዛ ዓይነት ተሽከርካሪት እዚኣ'ከ ንመጓዓዓዚያ ንብረት ወይ ከዓ ከቢድ ሸኽምታት እንጥቀመላ ዓይነት መጓዓ ዓዝያ እያ።

ወምበር ወይ ድማ ዂርሲ ኻብ ዕለታዊ ንጥፈታትና ዝሕግዙና መሣርሒ ሓደ እዩ ዝስረሐሉ ፍሉይ ኦም እንታይ ይበሃል፡፡

ብዙሓት ዕሹጋት ምግቢ ንኣፍካ ጥዑም መቐረት ዘለዎም መብዛሕቲኡ ዝሽየጥሉ ቦታ ፍሉይ መፀዊዑኡ እንታይ ይባሃል?

ቡዙሓት ዓይነታት ዘርፊ ስራሕ ወይ ከዓ ንግዲ አለው፡፡ ናይ ንግዲ ንምንጋድ መጀመርያ ወይ ከዓ አብ ፈለማ ዘድልዩ ነገራት እንተነአሰ ሰለስተ ይጥቀሱ፡፡ አገደስቲ ነገራት

እተን አብ ምስሊ እንሪአን ዘለና አዶ ማዕሪገን ወቂበን እየን ዝረአያና ዘለዋ፡፡ እቲ ለቢሰንኦ ዘለዋ ባህላዊ ኽዳን ፍሉይ መፀውዒኡ እንታይ ይበሃል?

ዓዲ ሓቂ ካብ ኣብ መቐለ ዝርከባ ናይ ዕዳጋ ማእኸላት ሓንቲ እያ። እዚ ኣሰራርሓ ህንፃ እዚ እንታይ እናተብሃለ ይፅዋዕ?

ጥንታውን ታሪኻውን ትሕዝቶ ዘለዎ ዓይነት ምስሊ ሓደ እዩ። ንምንታይ ዓይነት ምስሊ ዝውክለልና እዩ ይግለፁ?

መስቀል ካብ ብዙሓት ዓይነታት ክስራሕ ይካአል እዩ። ንኣብነት ካብ ዕንፀይቲ እዚ ንርእዮ ዘለናመስቀል ድማ ካብ ቡሩር ወይከዓ ካብ ሓፂን ዝተሰርሐ መስቀል እዩ።

ሓጓፍ ሽንጥሮታት ንመጓዓዓዚ ወይ ድማ መንገዲ ብጣዕሚ ኣሸገርቲ እዮም ።ካብኦም ንመፍትሒ ዝተብሃለ ድልድል ካብቲ ዝተሰርሐ ሓደ እዩ።

እምኒ ካብቶም ብዙሓት ስራሕቲ እንሰርሓሎም ነገራት ሓደ እዩ። እዚ ዓይነት እምኒ እንታይ እንዳበልና ንፅዎዖ ?

እዚ ኣብ ምስሊ እንሪኦ ዘለና መመላኽዒ ናይ ደቂ ኣንስትዮ ከም ዝኾነ ይሕብረልና። ኣብ ምንታይ ሰዉነት ወይ ከዓ ኣብ ምንታይ ክፍሊ ሰዉነት ከም ዝጥቀማሉ ግለፁ?

እዚ ኣብ ምስሊ ንሪኦ ዘለና ናይ ክርስቲያናዊ ሃይማኖት መግለፂ ኮይኑ መስቀል እናተባህለ ይፅዋዕ፡፡ መብዛሕትኡ ህዝበ ክርስቲያን ኣብ ክሳዱ ዝገብሮ ዓይነት ናይ እምነቱ መፋለጢ ወይ ከዓ መግለፂ እዩ፡፡ እዚ መስቀል እዚ ካብ ምንታይ ዝተሰርሐ ይመስለኩም?

ብዙኃት ዋዕላታት ብላዕለወት ኣብ ማራርኃ ሃገራት ይካይድ እዩ ካዎምዙይ ልዝብ ን ጥቕሚ ሃገራት ካብ ዘተገበሩ ሓደ እዩ።

ብዙሓት ዓይነታት መጽሓፍቲ ዝፀሓፉን ይድረሱን እዮም፡፡ ካብኦም ሓንቲ መጽሓፍ ቅዳሴ ሃይማኖታዊ ትሕዝቶ ዘለዋ መጽሓፍ እያ፡፡ ንመን ዓይነት ሃይሞኖት እትውክል ዓይነት መጽሓፍ እያ?

መንፈስካ ንምህዳስ ኣእሙረኻ ንምዝንጋዕ ካብ እንጥቀመሎም ከምዚ ዓይነት ማይ ተኸሊሉ ዝተዘጋጀወ ሓደ እዩ፡፡ እዙይ እንታይ እናበልና ንፅዎዖ?

ካብ ዓይነት ነፍሳት ዕምበባ ቀሲሙ ንምግብነት መዓር ዝህበና ተነኹሱ መርዚ ዘለዎን ዘሕምምን ዓይነት እዩ። መን ይበሃል ?

እዚ ኣብ ምስሊ እንሪኦ ዘለና ሓወልቲ ንሰማእታት ጀግንነቶም ንምግላፅ ወይ ኸኣ ንምዝካር ዝተተኸለ ሓወልቲ እዩ፡፡ ኣብ ምንታይ ዓዲ ዝርከብ ሓወልቲ እዩ? ፍሉይ መፀዊዑኡ ኸ መን ይባሃል?

ስፈ ካፍተን ንገዛ መፀበቒ ንጥቀመለን ኣቕሓ ሓደ እየን ናይዘን ስፈ ሱም ይግለፁ?

እዚ ኣብ ምስሊ እንሪኦ ዘለና ዝተቀረፀ ኮፍ መበሊ ከም ዝኾነ እዩ ዘርእየና ዘሎ፡፡ ካብ ምንታይ ዝተሰርሐ ምዃኑ ይግለፁ?

እዞም ኣብ ምስሊ እንሪኦም ዘለና ተምሃሮ ተፀጊሞም ከም ዘለዉ ይሕብረና። እንታይ ዓይነት መፍትሒ ተዝግበረሎም ዝሓሸ ናይ ምምሃር ምስትምሃር ከምዘካይዱ ግለፁ?

እዚ ኣብ ምስሊ እንሪኦ ዘለና ተኽሊ ፓፓየ እናተብሃለ ከም ዝፅዋዕ ንፈልጦ ኢና። ስለዚ እዚ ፓፓየ እዚ ብምንታይ ዓይነት መራብሒ እንስሳ ዝራባሕ ዓይነት ተኽሊ እዩ ይግለፁ?

ካብተን ናይ ትግረዋይ ሚድያታት ዝበሃላ ሓንቲ ትግራይ ፈነወ ቴሌቭዥን እያ። መዓዝ ተመስሪታ?

ካብ ላዕለዋይ ኣብመራርሓ ትግራይ ንውዕል ፕሪቶርያ ንምፍራም ዝኸደ ሓደ ሰብ ሥልጣን እዩ ስሙ መን ይበሃል ምስምሉእ መዓርጉ?

ንሰላም መኽበርቲ ቡዙሕ ማዕርግ ይወሃብ እዩ። እዚ ማዕርግ እዚ እንታይ እናተብሃለ ዝፅዋዕ ማዕርግ እዩ?

ካብቶም ብዙኃት ውርያት ንምጽባቕ ካም ንጥቆመሎም ሓደ ባላንጂና እዩ እቶም ወረያያት ንጥቀመሎም ብበዝሐ ድማ ናይ ውልደት መዓልትን ዝተማሳሰሉን እዮም::

ሃይማነታዊ ትሕዝቶ ዘለዎ ክርስትያናዊ መግለፂ ዝኾነ ምስሊ እዩ። እዚ ዓይነት ምስሊ እንታይ እንዳተባሃለ ይፅዋዕ ?

እዚ ኣብ ምስሊ እንሪኦ ዘለና ምቑር ዝብላዕ ሚንታ ወይ ከዓ ከረሜላ እዩ፡፡ መብዛሕትኡ ኣብ እንጥቀመሉ ግዘ ኣብ ምንታይ ከምዝኾነ እንተነኣሰ ሓሙሽተ ኣብ ንጥቀመሎም ግዜያት ይግለፁ?

እዚ ኣብ ምስሊ እንሪኦ ዘለና ነገር ኣብ ኣኽሱም ዩኒቨርሲቲ ኣብ ኣዳራሽ ጥቓ ዝተሰርሐ እዩ፡፡ ንምንታይ ዓይነት ጥቕምታት እንተህልይ እዩ ዝኽፈት? ወይ ኸዓ ዝጥቀሙሉ?

ንሂብ ንምግብነት እንጥቆመሉ ምግቢ ካብ ዕምበባ ቐሲሙ ዝህበና ኣይነት ነፍሳት ሓደ እዩ እቲ ንምግብነት እንጥቆመሉ ዝህበና ኣይነት ድማ መዓር ይበሃል።

በለስ ካብቶም ኽረምቲ ዝብልዑ ዓይነታት ፍረምረ ሓደ እዩ፡፡ ፍሉይ ዝርከበሉ ቦታ ኣብ ትግራይ ኸዓ ዓጋማ ወይ ኸዓ ኣብ ዓዲግራት ኸባቢ እዩ፡፡

ካብተን ናይ ትግራይ ሚድያታት ኣኽሱማዊት ሚድያ ሓንቲ እያ፡፡ ቢሮኣ ወይ ናይ ስራሕ ቦትኣ ኣበይ ይርከብ?

እዛ ኣብ ምስሊ እንሪኣ ዘለና ሙዚቀኛ ከም ዝኾነትን ምስ ሙሉእ ዓጀብታ ከምዘላን ዝገልፅ እዩ፡፡ እዛ እንሪኣ ዘለና ሙዚቀኛ መን ትባሃል?

ኣብ ገደናታት ቡዛሓትዓይነታት ተክሊ ይትከሉ እዮም። ንዓይኒኻ መራክትን ሳሓብትን እዉን እዩም። እዚ ዓይነት ተክሊ ኻዓ ኣብ ናይ ኣኩሱም ገደና ከም ዝርከቡ ተክልታት ሓደ እዩ።

እዚ ኣብ ምስሊ እንሪኦ ዘለና መፋለጢ ኣብ ኣፍሪካ ከም ዝኾነ ይሕብረልና ኣሎ። እዚ ኣፍሪካ ቪሌጅ ማይክሮፋይናንስ ዋና ቢሩኡ ኣበይ ይርከብ?